እዚ ኣብ ምስሊ እንሪኦ ባህላዊ ጨወታ ወይ እስፖርታዊ ጨወታ ብበዝሒ ደቂ ተባዕትዮ ዝጫወትዎ ጨወታ እንትኮን እዚ ጨወታ እዚ እንታይ ኢልና ንፅወዖ? ብከመይ ከ እዩ ዝጭወት?

እዚ አብ ምስሊ እንሪኦ ዘለና አብ ከተማ መቀለ ሓወልቲ ሰማእታት ዝርከብ ኮይኑ እዚ ምስሊ ብመን፣ መዓዝ ፣ብክንደይ ዓመተ ምህረት ተሰሪሑ?

እዚ አብ ምስሊ እንሪኦ ዘለና ንከይዲ ምምሃር ምስትምሃር ዝጠቅም አብዛሓ አብ ዩኒቨርስቲ ተማሃሮ ዝጥቀምሉ መሳሪሒ ኮይኑ ሽሙ እንታይ ይባሃል?

እዚ ኣብ ምስሊ እንርኦ ዘለና ቤት ብልዕን መስተን እዩ፡፡ እዚ ቤት ብልዕን መስተን ኣበይ ቦታ ይርከብ? እንታይ እንታይ ዓይነት ምግቢ ከ የዳልው?

እዞም ኣብ ምስሊ እንሪኦም ዘለና ኣቦ ናይ ማእከል መሐገዚ ኣረጋዊያን ሕማማትን ኣብ ሕሙማት ኣእምሮ ህፃናት ፍሪምናጦስ እንትኮኑ ሽሞም መን ይባሃል? ብከመይ መልክዕ ከ እዮም ዝሕግዙ?

እዚ አብ ምስሊ ንሪኦ ዘለና አክሱም ማሕበራዊ ሚድያ እንትከውን ብከመይ እዩ አክሱም ማሕበራዊ ሚድያ ተባሂሉ? ከምኡ ድማ እቲ ዘቅርቡ እዋናዊ ዱዩ?

እዚ ኣብ ምስሊ ንሪኦ ዘለና መፅሓፍ ናይ እምነት ተኸተልቲ ኦርቶዶክስ ተዋህዶ ሃይማኖት ኮይኑ ሽሙ ናይዚ ሃይማኖታዊ መፅሓፍ እዚ እንታይ ይብሃል?

እዚ ኣብ ምስሊ ንሪኦ ዘለና ቅርፃ ቅርፂ ኣብ ቱሪስት ቦታ ዝርከብ ኮይኑ ኣበይ ቦታ ይርከብ? ብመን ከ ተሰሪሑ? ክንደይ ዓመተ ምሕረት ከ ተመስሪቱ?

እዞም አብ ምስሊ እንሪኦም ዘለና ሞሶባት እንትኾኑ ናብ ጉዳያት ንአብነት ናብ መርዓ ፣ተስካር እንጀራ ሒዝናሎም ንኸይድ እዩም። እዚ መሶብ ካብ ምንታይ ኸ ይስራሕ?

እዚ ኣብ ምስሊ ንሪኦ ዘለና ስነ-ፅባቐ ደቂ ኣንስትዮ እንትኸውን ከንፈርና ንኸይደርቕ ይጠቅም፡፡ ካብምንታይ ከ እዩ ዝስራሕ ጉድኣት ከ ይህልዎ ዶ?

እዚ አብ ምስሊ እንሪኦ ዘለና ሰላማዊ ሰለፊ እንትኾን አብ ትግራይ ብዝተፈጠረ ዅናት ጭርሖኦም ጭርሖኦም ሒዞም ዝወፁ እንትኮን እዚ ጭርሖኦም ከዓ ኩናት አብ ትግራይ ይቋረፅ ዝብል እዩ ።ብኸመይ ምክንያት እዩ ግን ኩናት ተጀሚሩ ነይሩ። ሕዚ ኸ ትግራይ አብ ምንታይ ኩነታት ትርከብ ?

እዚ ኣብ ምስሊ እንርእዮ ዘለና ናይ ደቂ ኣንስትዮ መመላኪዒ ወይከዓ መፀበቂ እንትኮን ሽሙ እንታይ ይባሃል ካብ ምንታይ ከ ይስራሕ?

እዞም ኣብ ምስሊ እንሪኦም ዘለና ናይ ከተማ መቐለ ተምሃሮ እንትኾኑ ንሳላሳ ሽሕ ተምሃሮ ናይ ፃባ ምምጋብ ኣብ ከተማ መቐለ ከም ዝጀመረ ድማ ብትግራይ ቴሌቭዥን መግለፂ ይህብ ኣሎ። ከመይ ግን ኣብ ካልኦት ዓድታት ከምዚ ዓይነት ዘይጅመር?

እዚ ኣብ ምስሊ እንሪኦ ዘለና ፃዕዳ ሽጉርቲ እዩ ዝብሃል። ፃዕዳ ሽጉርቲ ኣዴታትና ንቐመም ዝጠቀማሉ እንትኾን ካብኡ ቀፂሉ ከዓ ንቡዙሕ ሕማማት ይከላከል እዩ ዝብሃል ። ንኣብነት እንታይ ዓይነት ሕማም እዩ ክከላከለልና ዝክእል?